እዝ ዓይነት ሓዚ እንርዮ ዘለና መፍትሕ መቐመጣ እዩ ከም እንርዮ ዘለና መፍትሕናን ከይጠፍአና ብጥንቃቐ ተሠሪሑ ካብ ጣውላ ዘተሠርሐ ትኸውን ንመፍትሕ መቐመጢና ዝኸውን ኣሓ እዩ።

እዙ ናይ ጐደናዕ ዕዳጋ እዩ ፍላይ ድማ ኻም ዝፍለጥ መነዋበሮ ትሑጥ ብዝኾነ መገዲ ንዘለዉ ሰባት ብዓቕሞም ንኽገዝኡ ወይ ድማ ንእዘለይዎ ንእስ ዝበለ ንኽገዝኡ ዝግበር ናይ ዕዳጋ ለውጢ ምትዕዳግ እዩ።

እዚ እንሪኦ ዘለና ሓደ ኣቦ ኣብ ገዳም ንሓንቲ ቈልዓ ምኽሪ እንዳሃቡ እንትኸውን ብፍላይ ድማ እዚ ገዳም ዝርከበሉ ፍሉይ ከባቢ ስሙ ኣብ ትግራይ ኣብ ሓውዜን ከባቢ ነበለት እዩ።

እዛ ንርኣ ዘለና ተሽከርካሪት ናይ ኢቴዮጵያ መልእኽቲ መበጻ ጽሒ ተሽከርካሪት ኾይና ብዓይነታ ዘመናውን ውቅብትን ዝዓይነት ተሽከርካሪት እያ።

ካብ ዓይነታት ኅሪሻ ዘርፊ ሓደ ዝኾነ ምርባሕ እንስሳት እዩ ከምዘ ፍለጥ ከፍቲ ኣርቢሕና ብተወሳኽ ድማ ናይ ጸባዊ ፂእት ኣግኒና ናብ ዝተፋላለይ ዓይነት ጥቕሚ ክንልውጦ ከምእንኽእል እዩ፡፡

ካብ ዓይነታት ጫማ ናይ ደቂአንስቲ ሓደ ዝኾነ ናይ ወፃእ ዓይነት ቅዲ ዘለዎ ጫማ ናይ ደቀንስቲ ኅዋትና እይ እዙይ ዓይነት ጫማ ድማ ዝገብርኦ ብፍላይ ምስ ቀምሽን ምስ ናይ ወጻይ ዓይነት ኽዳውንቲ እዩ፡፡

እዝ እንርእአት ዘለና ሕሪሻ ዓይነት ሞስነ ኾይኑ ፍላይ ድማ ብመስመር ፈንተት ኢሎም ብምድርኦም ብዙኅ ዓይነት ጠቕምታት ንረኽበሉን ምህርትናንነንደፍዕሊ ዓይነት ተኽልታት ዘርከብሉ እዩ።

ካብ ዓይነታት መስተ ሓደ ዝኾነ ቡና እዩ ብና ኸም ዘፍለጥ ኣብ ዓድና ሊመና ኣቕሒ ጊዜ ምኅለፊ መጽዋትን ንጥቀምሎ ዓይነት መስተን ትኸውን ናይ ኣብ ዓድና ድማ ፍሉዩ ዝገብሮ ናይ ባዕዶ ቃራርባን ኣሳታትያን ኣለዎ።

እዝ እንርእኢት ዘለና ሓናይ ገዝኣቕሓ ኾይኑ ከም ንርእኢት ዘለና ድማ ዝተፋላለይ ናይ ዘመናዊ መልክዕ መደርደር ዝተሠርሕ ኾይኑ ብዙኅ ነገራት ክናእሙጠሉ ንኸል ከም እኒ ኣብ ታሕቲ ጫማ ኣብ ለዓል ድማ ብዙኅ መጻሓፋት መደርደር ኾይኑ ነገል ብለና ይኽእል።

ዘኒ ርየን ዘለና ኣነኣሽተይ ሕፃናት እየን ዘን ርአን ዘለና ሕፃናት ደስ ዝብል ዓይነት ሓበሻኽዳን ተኸዲነን እናተጸወታ ይርከባ ብፍላይ ድማ ሕፃናት ጸዋታ ኣይፈቱ እዮም።

እዙ ካብ ዓይነታት ዕሹግ ምብታት ሓደ ኾይኑ ኣብ ናይ ደገ ዘመጹ ኣይነት ዕሹጋት ምግብታት ኮይኑ ብተሎምዶ ምሩጥ ዘርኢ እንዳበና ንጽውዖ ኣይነት ምሽራሪሕ ወይ ድማ ሸዊት ንብሎ እዩ።

እዘቕ ሓዚ ናይ ጽሕፈት መሣርኂ ደ ወረቀት እንሕ ዘሉ ኣይነት ኣቕሓ እዩ ካኡ ብተወሳኽውን ንተፈላለይ ነገራት ናይ ጽሕፈት መሣርሕ እንኅ ዘሉ ኣቕሓ እዩ።

እዙይ ኣርማ ወይ ድማ ምልክት ናይ ኣረቂ ምልክት ኾይኑ፤ እዚ ኣረቂ እዙይ ድማ ብበዝሒ ኣብ ዓድና ናይ ባህላዊ መስተና ኸም ዝኾነ ብደንቢ ዝፍለጥ ኾይኑ፣ ዝስካዕ ሕጂ ድማ ኣሎ፡፡

እዙ ዓይነት ኣሠራራሓ ፀጕሪ በዝሒ ጊዜ እንፈልጦ ኣብ ሓደ ከባብ ዩ እቲ ኽባብ ድማ ኣብ ዓዲ ዓፋርን ዝኸውን በዝኂ ከምኡኦ እምዙ ዝበሉ ወጣታት ከምዘ ዓይነት ገይሮም እዮም ርእሶም ዝስርሕዎ።

እዘምንር እኦም ዘለና ሕፃናት ዓብሠራር ኃምግቢ እናተምሃሩ እዮም ድርከም እታ መምህርውን ብደምቢ ገይራ ንጥረ ነገራት ኣቐሪባ ኣላ ከም እንንቊላሌ ሄሩጭ ጸባ ዝኣመሰሉ ዘይቲ ኣቕሪባ እተምህሮም እያ ዘላ።

እዝ ሰብዙይ ናይ ኢትዮጵያ ወታደር ኮይኑ ከም ዝፍለጥጥ ማመዓርቡ ጀነራል ኮይኑ ጀነራል ኣብባው እዩ ዝበሃል ወታደር እዙይ ናይ ኢትዮጵያ ሓደ ጀነራል ካብ ዝበሃሉ እዩ::

እዚኦም ኣብ ስጰር ማርከት ዝርከቡ ኣቕሑ ካብ ሓዲኦም ሳምና እዩ ሳምና ብዕሽውን ንረኽቦ ኾይኑ ብፍላይ ድማ ሳምና ንምሕጸብ ኽዳንን ንምሕጠብ ነፍስናን ኮታስ ንዂሉ መትሓጸዊ አቕሑትና ዝጠቅም ዓይነት ኣቕሓ እዩ፡፡

ካብ ናይ ገዛ ኣቕሑ ሓደ ዝኾነ መዘኀሊ ሓ እዙይ እዝ ንርእኦ ዘለና መዘኅልቕሓ ዘመናዊ ኾይኑ ካብ ዓዲ ወፃእ ተሠሪሑ ዝመጽእ ኾይኑ እዝ እንርእኦ ዘለና ብዙኅ ዓይነት ምግብታ ታእቲ ናኡ ኽነዘኅለሉን ከይባላሸና ኽሕግዘና ይገብር።

እዙይ ተሽከርከርቲ እዙእን ናይ ወታደራት ተሽከርከርቲ ኾይነን ብበብኂ ድማ ናይ ዓድና ኣብ ናይ መከላ ሃልሠራዊት ዘጥቀመለን ብጥንካረአንን ብፍጥነተንን ዝፍለጥ ዓይነት መኻይን ተሽከርከርትን እየን።

ኣብ ዓይነታት መጋያፂ ሓደ ዝኾነ ናይ ቡና ቀራርባን ኰታስኲሉ ዓይነት መጋያጡ ዘቐረበሉ ን ናይ ዘነሥርዐት ግዓት እዩ::

እዝ ንርእኦ ዘለናቕሑ ደቀንስቲ ኣኅዋትና ንመመላኽዕን መጸበቐን ዘተቀማል ኾይኑ ካብ ኣቶም ድማ ቀለም ጽፍሪ ቀለም ከንፈር ኰታ ስተፋላሉ ዓይነት መጸባብቕዘሓዘእ እዩ።

እዝ እኑርኣ ዘለና ሃፍትና ኣብ መጺሄት ዜና ዝቐርበትኾይና ናይቲ ኣረ መጺሔት ኣርእስቲ ድማ ናይ ዓድና ኽዳን ኣካዳድናን ባሃልን ምፍላጥ እዩ።

እዞም ንርእኦም ዘለና ተምሃሮ ናይ ዕረፍቲ ጊዜኦም ወይ ድማ ንካ ናይኣካል ጥንካረ ጊዜኦም ክዑሶ እንዳተጫወቱ እዮም ዘኅልፍዎ ዘለዉ ክዑሶ ምጽባት ከም ዝፍለጥ ኾይኑ ንኣካልና ጥንካረ ዘኅበና እዩ።

እዛ እንርኣት ዘለና እሓ ዘመናዊት ኣቅሓ ኾይና ብፍላይ ድማ ምስ መራኸብ ተሓፋሽ ምስል መስኮት እንናተ ብሃለት ትፍለጥ እያ እዛ ምስል መስኮት እዚኣ ካብ ዘናይ ቀደም ዓይነት ታ ኾይና ብጥዓሚ ብዙኅ ጊዜ ገይራ እያ።

ካብ ኣትክልት ን ፍራምረን ሓደ ዝኾነ ኮሚደረ እዩ ከም ዝፍለጥ ኮሚደረ ናብ ጸብሒ ኣትዩ ንጸብሒ መጥ ዓሜ ዝኸውን ዓይነት ኣትክልቲ እዩ ኮሚደረ ብተወሳኽ ድማን ናይ ገጽምሐለዊ ይጠቅም።

እዞም ሰባት ተኸተልt ኃይማኖት እስልምና ኾይኖም ዒዶም እንዳኸወሩ እዮም ዝግነ ከምዘፍለጥ ኾይኑ ኣብ ዓድና እስልምና ኣብራዓይ ክፍለት ዘመን ከም ዝኣትየ ዝፍለጥ እዩ::

እዚ ዓይነት ሕንጻ ደብሪ ሕንፃ እንትኸውን እዝ ኣድልይዋ ሑታት ድማ ካብ ታሕቲ እንዳተሸከማ እዘንኅዋትና ደይብኦ ኣለዋ እዝ ሕንፃ እዙይ ዓውዪ ሕንጻ ከም ዝኾነ እዩ ዝፍለጥ ::

ካብ ዓይነታት ገይጣ ጐይጢ ሓደዝኾነ ወርቂ እዩ ወርቂ ኸም ዝፍለጥ በዝኂ ጊዜ እነታትን ኣኅዋትን ዘገብርኦ ኾይኑ ፍላይ ድማ ናይ ክሳድ ኽትጫ ናይ ቀልበት እንዳተ ብሃለ ብዙኂ ጊዜ ኣብ ደቀን ዝተ ኣኅዋትና ይገብረኦ እየን።

ካብ ዓይነታት ጫማ ሓደ ናይ ደቀንስትዬ ጫማ ብቖርበት ዝተሠርሐ ክፍቲ ጫማ እዩ ብተሎምዶ ድማ ሰንደል እንዳበልናኢናን ጽውዐ ካብ ቈርበት ዝተሠርሐ ብምዃኑ ድማ ጠንካራ ይገብሮ።

እዙ ኣብ መራኸባ ሓፋሽ ዝቐረበ ዜና እንትኸውን ኣብ ናይ ሥልጣን ርክክብ ሽሞትን ዝተኻየደ ኣኼባ እዩ ፍላይ ድማ ጠቕላይ ምንስተርን ጵሬዝደንትን ብምዃን ዝሸምዎም ብኣል ሥልጣናት እዩ።

ካብ መሠረተ ልምዓት ሓደ ዝኾነ ናይ ጽርጋያ ሥራሕቲ መንገዲ እዩ እዝ ንርእዮ ዘለና ብዘመናዊ መልክዑ ዝሥራሕ ኮይኑ ኣብ ናይ ሰብ መኸድን ናይ መኪና ተሽከርከርቲ መኸድን ዝተፈላለዮ ዓይነት ዝስርሓሉ ቦታ እዩ።

ካብ ናይ በመመላኽዕን መጸበቕን ሓደ ዝኾነ ሙዙዩ ሙዝቁርበቱ ልሒጥና እቲ ቖርበቱ ናብ ገጽና ዝወጸና ምልክት እንተሃሊ ናብኡኑ እንናግበርና እንዳለም ጠጥና ክንሓዊይን ኽእል ኢና::

እዛ ጐርዞ ዘመናዊ ኽዳን ተኸዲና እንርኣ ዘለና ኾይኑ እፍላይ ድማ ኸም ናይ ዘመናዊ ኽዳናት ተኸዲና እተንጸዋ ርኦ ዘላ ናይ ወፃአ ባህሊ ከም ዝኾነ የመላኽት::

እዝ እንርእኦት ዘለና ቦታ ዕዳጋ እዩ ብተሎምለዉኸም ዝፍለጥ ኣብ ማእኸል ዓዲ መርካቶናተብሃለ ዝፍለጥ ዓይነት ዕዳጋ ቦታ ኾይኑ ፍላይ ድማኣውዝ ቦታእዙ ብዙኅ ዝበለ ናይ ንግድም ቅስቓስ ቦታ ይግበር እዩ።

እዝ ንርእኦ ዘለና ካብ ዓይነታት ኣትክልቲ ሓደ ዝኾነ ኃምሊ ይበሃል ኃምሊ ከም ዝፍለጥ ካብ ሕማም ተኸላኽልቲ ምግብታት ሓደ ኾይኑ በሊዕናዮ ብተፈጥራዊ መንገዲ ሕማም ዝካላኸል ምግቢ እዩ።

እዙ ናይ ኣትክልትን ኅምልትን ፍራፍረን ዕዳጋ እዩ እዚኦም ናይ ኣትክልትን ሕምልትን ፍራፍረ ካብ ዘርከብዎም ጳጳየ ብርጭቕ ኣራንሽ ኮሚደረ ኰታስ ኲሉ ዓይነት ፍራፍረ ይርከቡ።

እዞም ንርእኦም ዘለና መሣርሕታት ብሕክምና ዝእዘዝ ኾይኖም ንፈልጦ ኣብ እግሩ ጭግር ዘለዎ ብሰብ ሠራሕ ይኹን ብተፈጥራዊ መንገዲ ኣብ እግርኻ ችግር እንተ በፂሒካ ከም መደገፍን መንቂስቓስ ክሕጕዝኻ ዝገቡሩ ዓይነት መሣርሕ እዮም።

እዙይ መዝናነይ ቦታ እዩ መሓመስን ሻሕተታን ዝኃዘ ኾይኑ በቲ ሻሕተታ ጌርካ ኣፍትማይ እንደኣተኻ ትዝናነየሉ ቦታ እዩ ብፍላይ ድማ ዕድመ ስለ ዘይፈሊ ንዂሉ ክልልዕድመ ዝሪከብ ሰብ ድልት ዘለወ ኽሕምሰሉ ይኽእል እዩ።

እዝ ንርአ ዘለና ናይ ኢትዬዽያ ናይ ኢቲዬጴያ ደረጃ ትካል ዝኾነ መፋለጢ ዓይነት ኣርማ እዩ።

እዙ መፋለጢ ወይ ድማ መንገዲ ሓባሪ ታፔላ እዩ ከም ዝፍለጥ ኮይኑ ኣብ ማእኸል ዓዲ ዘርከብ ናበይ ናበይ ቦታታት ከም ንኸይድ ዝጥቁመና ዓይነት መፋለጥ እዩ።

እዞም ምንርእዮም ዘለና ሰባት ሥድራ እዮም በተሰም ኣለቲ ከም ንርእኦም ዘለና ሓደ ዓይነት ኽዳን ዝተኸዶን ኾይኖም ኽዳን ሓበሻ እዮም ቲ ኸዲኖም ዘለ ብጥዓሚ ድማ ምዕሩግን ጽቡቕም ዝኾነ ዓይነት ኽዳን ካብዝብሃሉ ዓይነት ኽዳን ሓበሻ እዩ።

ካብ ዓይነታት ጫማ ሓደ ዝኾነ ዝንርእዮ ዘለና ጫማ ክፍቲ ዓይነት ጫማ ናይደቀንስቲ ኣኅዋትና እዩ እዝ ጫማ እዙይ ኻብ ጐማ ነገር ስለ ዝሥራሕ ልስሉስን ምችውን ንመኻድ ድማ ጽቡቕን ኲሉ እግዜስቲገብሮ ሙች ዓይነት ጫማ እዩ።

እዚኦም ንርእኦም ዘለና ናይ ዓድና ኢቲጴያ ጠቀላይ ምንስትር ኣብ ዪሕመድ እንተኾኑ ከም ዝፍለጥ ኣብ ያኅመድ ኣብ ቀረባእወን ኣብ ክልተሽሕን ዓሠርተን ናብ ሥልጣን ከም ዝደየቡ ይፍለጥ።

እዝ ሕጋ ኽባር እዙይ ና ጠቕላይ ምንስተርና ሰላምታ እንደሃበ ዘርከብ ኾይኑ ዘኦም ጋሻ ሒደም እንቶም እንትመጡ ናይ ሰላምታ ኣቀራርባ መንገዲ እንዳ ቐረበ እዩ ዝግነ።

እዙይ ገዛ ኾይኑ ወይ ድማ መንበሪ ገዛ ኾይኑ ብዓይነት ኣሠራርኁኡ ጽንሕ ዝበለ ካብ ጭቃን እምንን ሓመድን ዘተሠርሐ ኾይኑ ናይ ቀደም ገዛ እዩ።

እዝ ቦታ እዙይ ናይ እኽሊ ዕዳጋ እዩ ከም ንፍለጥ ኮይኑ ናይ እኽሊ ዕዳጋ ብበዝኅን ብኮናትልን ዝሽወጠሉ ዓውዪ ናይ ንግድን መዕደግን ቦታ እዩ፡፡

እዙይ ኣብ መራኻፈ ሓፋሽ ዴና ኣውታር ዘወጸን ትኸውን ናይ ኢቲጴያ ኃይሊ መምንጫይ ናብ ዓሠርተ ሠለስተ ሽሕ ዝዓበ ኾይኑ ብፍላይ ድማ ንኢቲጴኣውያን ደስ ዘበለ ዓይነስ ዜና ነይሩ።

እዞም ንርኦም ዘለና ናይ ኣልኮላዊ መስተታት ስብስብ እንተኾኑ ፍላይ ድመኣብ ዓለምና ካብቶም ቀዳሞት እትብሃሉ ኣልኮላዊ መስተታት እቶም ቀዳሞት ትብሃሉ ዓይነት ስብስብ እዮም ዘለዉ።

እዙይ መፋለጥ እዙይ ናይ ዝተፈላለ ዓይነት ጸወታታት መጸወት ቦታ ዘፋልጥ ኮይኑ እፍላይ ድማ ኣብዝበታታት እዙይ ወጣታትን ብዕድሚ ንእስ ዝበሉ ቖልዑ ዝጸወትሉ ቦታ ዓይነት እዩ።

ካብ ናይ ሰብ ሥራሕ ኣስተውዕሎት ዘርፊ ሓደ ዝኾነ ብደንቢ ሕሰብ ዝብል መተግበሪ ናይ በይነ መረብ ጥቕዓት ከም ዝበጽሖ ዘይናታተ ሓቢሮም፡፡

እዝ ንርእኦ ዘለና ናይ መመላኽዒ ናይ መርዓ መድረኽ ኮይኑ ከም ምዕርጋት ወና በር ዕምበባታት ደስ ዝብሉ መብራህትታት ኰታስ ኲሎም ዓይነት መመላኽዕ ዘተጠቐመ ምዕሩግ ናይ መርዓ መድረኽ እዩ::

እዘያ ኒርኣ ዘለና መሣርሒት መስሕብ እትበሃልኮይና፤ ከም ዘፍለጥ መስሕብ ኣብ ዓበይቲ ኪነ ሕንጻታት ትሳተፍ ሓጋጺት ናይ ሥራሕ መቃለሊት መሣርኂት እያ።

ካብ ዓይነታት ሥራሕቲ ሓደዘ ኾነ ሸኽላ እይ ሸኽላ ኸም ዘፍለጥ ብብዙኅ ዓይነት መገዲ ኽንሠርሕ ን ናይ ሸኽላ ድስቲ ናይ ሸኽላ ጀበና ኰታስኲሉ ዓይነት ካብ ሸኽላት ሠራሕሓ ኣለና።

ካብ ልቢ ወለዳት ሓደ ዝኾነ ዝተቐሎፎ መፍትሕ ዝብልደር እስቱ ናይ ምህረት እንደ ጻፍዉ ዝኾነ መጽሓፍ እዩ እዝ መጽሓፍ እዙይ ልበ ወለድ ኃዘል ኮይኑ ብዙኅ ታሪኻት ኣብ ዉሽጡ ዝኃዘ እዩ።

እዛ ንርኣ ዘለና ጐርዞ ካብ ዓይነታት ኽዳን ሓበሻ ሓደ ዝተኸደነት ኾይና ብተሎምዶ ንጽዎዕ ድማ ዙርያ ዳብልና እዩ እዝ ዙርያ እዙይ ካብ ታሕቲ ጀሚሩ እሽካዕ ብዓሊ ውቅብን ብሕድያትን ዝመዓረገ እዩ።

እዝ ንርእዮ ዘለና ኣርማ ወይ ድማ ምልክት ናይ ብኅራዊ ባንኪ ኢትጴያ እዩ ከም ዝፍለጥ ቤኅራዊ ባንኪ ኢትጴያ ናይ ዝሃገር ኲሉ ዓይነት ወፃዕታትን ኣታኣውታትን ዝቋጣጸርን ዝብጅትን ዓይነት ባንኪ እዩ።

ካብ ናይ ገዝኣ ቝሑ ዝኾነ ሓንቲ መጥሓኒት እያ እዛንርያት ዘለና መጥሓኒት ኲሉ ዓይነት ዘማልአት ኾይና እንተ ደሊና ቡንና እንተ ደሊና ድማ ማ ኣትክልቲ እንተ ደሊና ድማ ኻልኦት ቅመማያት እንጥሕለኒ ዓይነት መሣርሒት እያ።

እዚእን ካብ ዓይነታት ኣህባይ ሓደ ኾይንን ኣሕባይ ብበዝኂ ጊዘ ኣብ ኦምን ጥልጣል ዝፈት ያኾይንን ኣብ መላእ ሃገርና ይርከባ ብበዝኂ ኣብ ሰሜን ጎበታት ፍሉ ቦቱኡ ራስዳሽን ጐቦ እየን ዝርከባ::

እዝ ንርእኦት ዘለና ካብ ቀልደ ዓይነት ሥራሕቲ ዝሠርኁ ሰባት ኾይኑ ስሙ ድማ እሸቱ እዩ ዝበሃል እሸቱ ኸም ዝፍለጥ ኾይኑ ብኻልኦት ሥራሕቱ ብጽቡቕ ሥራሕቲ ሰብ ምሕጋዝን ምት ሕጋዝን ዘፍለጥ ዓዊዪ ሰብ እዩ።

እዝ ንርእኦ ዘለና ናይ ገዛእ ሓደ ኾይኑ መተኮስ ኽዳን እዩ ነም ንርኦ ዘለና ብኰረንቲ ሠርሕ ናይ መተኮስሓ ኾይኑ ከም ዘፍለጥ ብ ቐደም ጊዜ ብሓዉ ሠርሕ መተኮስ ኽዳኑውን ነይሩ እዩ።

ካብ መሠረታዊ መዓታት ሓደ ዝኾነ ጽርግያ እዩ እዝ ጽርጋያ ዝዝግነየሉ ድማ ኣብ ማእኸል ዓዲ ኾይኑ ፍሉ ይስሙ ድማ ቀልበት መገዲ እናተ ብሃለኣይጽዋዕ ቀለበት መገዲ ጥቕሙ ብዙኅ ዝበላተኣሽከርከርቲ ኸይተጨናንን ክኃልፋ እዩ ዝገብር እዩ።

እዝንርእዮት ዘለናያ መኅበራዊ ሚድያ ብተሎምል ተዓላለሽ መሓበራዊ ሚድያን ላ ተብሃለ ዝፍለጥ ኮይኑ ዓውዙይ መኅበራዊ ሚዲያ እዙይ ኣብ ዓድና ብዙኅ ዝጥቆመሉ የለን ኣብ ወፃኢ ግን ብዙኅ ጠቕምታት ዘለወን ዝጥቆመሉ ሰውን ብዙኅ እዩ።

ካብ ናይ ገዛ ኣቕሑ ሓደ ዝኾነ ጴርሙዝ ወይ ድማ ንኣቕሓታትና ትኩስ ነገራት እነትሕዘሉ ንከይ ዘኅለና እንገብረሉ ሓደ ኣቕሓ እዩ እዙይ ከዓ ንዝተወሰነ ግዜታት ኂዝልና ይጸንህ፡፡

እዛ ንርኣት ዘለና መሣርሒት በዝኂ ጊዜ ተሽከርካሪት ወንበር ኮይና በዝኂ ጊዜ ዝጥቆምላ ድማ ሽባን ዝኾኑ ኣካሎም ምንቅሥቓስ ንዘይኽእሉ ካብቦታ ነቦታ ብቐሊሉ ንክንቀሳቐሱላ እያ።

ካብ ዓይነታት ድፉን ጫማ ሓደ ዝኾነ ቝርበት ድፉን ጫማ እዩ ።እዝ ቊርበት ጫማ ዝግበር ምሱፍ ኾይኑ ፤ምፍላይ ድማ ኣብ ዝተፈላሌ ዓይነት ጕዳያት ተጸዊዕና እንገብሮ ዓይነት ጫማ ምሱፍ ዘኸይድ ዓይነት ጫማ እዩ።

ካብ ናይ ቢሮታ ታቕሑ ወንበርን ጠረቤዛን እዮም ዘምንርእኦም ዘለና ወምበርን ጠረቤዛን በዝኂ ጊዜ ናይ ቢሮ ሥራሕቲ ዘገልግሉ ኾይኖም በዝኂ ጊዜ ከይተሠላተናን ክንሠርሕ ዝገብርና ምቾት ዘለዎም ኣቕሑ እዮም።

እዚኦም ንርእኦም ዘለና ኻብ ዓይነታት ጽሕፈታት ብበዝሒ ኾይኖም ካብዚኣቶም ድማ ብሮ ዕርሳስ ማስመርያ ኰታፍ ኲሉ ዓይነት መሣርሕ ዝጽሕፈት ብሃሉ ተማሊኦም ይርከቡ።

እዝ ካብ መሥረተ ልምዓታት ሓደ ኾይኑ እዝ ፋብሪካ እዙይ ኸም ዝርአ ዘሎ ናይ ስምንቶ ፋብሪካ እዩ ስሚንቶ ንተፈላለዩ ንገዛ ምሥርኅን ሕንጻታት መሥርሕን ጐታስ ንዂሉ ነገር መሥርሒ ዝጠቅም ዓይነት ጥረ ኣቕሓ እዩ።

ካብ ናይ እንስሳ ዘገዳም ሓነ ዝኾነት ሰጎን እያ ሰጎን ከም ዝፍለጥ ኣብ ናይ ተውድቖ እንቊላሊሕ ብጥዓም ፉሪ ዝኾነ ዓይነት እንቊላሊሕ ተውድቕ ኾይና ካብ ናይ ደራሁ ዓይነት እንቊላሊሕ ተውድቕ ዓይነት ዘእንስሳ እታ ቐዳሜይቲ እያ።

እዛቕ ሓዚ መሣልል ኮይኑ ካብ ዕንጨይትን ሓጺንን ዝሥራሕ ዓይነት መሣልል ተዓጻፍ መሣልል እዩ እዙይ መሣልል እዙይ ብዕልክልተተደጋፍ ዝለ ዝኾነ በይንኻዊን ኮንካንምስራሕ ዝጥዕም መሣልል እዩ።

እዚኣ ንርኣት ዘለና መሣርሒት ንስሚንቶ መበተን ተገርግለና ኾይና ብፍላይ ድማ ኣብ ኣርማይትኸውን ልአሉ ጊዜ ስሚንቶና ናብ ሓደ ቦታ ብምእካብ ስለ ዘሸግረና እቲ ስሚንቶ ዝተኣከበ ኣብ ማኣኸሉ እንዳ ንቀጥቀጥና በታ ንርኣት ዘለና መሣርሒት መበተን ይትኸውን።

ካብ ዓይነታት ጌጣ ጌጥ ሓደ ዝኾነ ናይ ሃብል ሥራሕ ወርቂ እዩ እዝ ወርቂ እዙይ ኣብ በዝሕ ጊዜ ደቂ አንስትዮ ኣኅዋትና ዝገብርኦ ኾይኑ ብፍላይ ድማ በብዝሕ ጊዜ ኣወዳት ንደቅ አንስትዮ ፍቕሪ መገለጺኦም ዝህወን ዓይነት ውህብቶ እዩ::

ካብ ዓይነታት መጋየጽ ሓደ ዝኾነ ወርቂ እዩ እዙይ ወርቅን ንርእኦት ዘለና ድማ ኽትቻን ናይ ኽሳድን ናይ ቀለበትን ዘማልአ እዩ ከምዝፍለጥ ወርቂ ብብዙሕ ደቀ ኣነስቲዮ ኣኅዋትናን ኣዴታትናን ዝፉተ ዓይነት መጋየጽ እዩ።

እዙይ ኣብ መራኸ መሓፋት ዝቐረበ ዜና ናይ ኣካባብራ ብዓል ኃይሞነታውን ሥርዓቱ ዝኃዘ ኣብ ቅዱስ ላሊበላ ዓዲ ናይ ጥምቀት በዓል ዘርኢ ምስሊ እዩ::

ከምዘ ፍለጥ ኣብ ዓድና ኣብ ቀርባ ጊዜ ተጀሚሩ ዘሎ ሕንፃን ሥራሕን መገድታትን እዩ ብፍላይ ድማ መገዲ እንዳፈራኻ ብጐና ጐኒ ተኽሊ ኣብ ምትካል ከባባያኻ ምሕላው ሓምለዋይ ኣብ ምግባር እዩ ዘድህብ ዘሎ እቲይ ሥራሕ።

ካብ ዓይነታት ገይጻ ገይጺ ሓደ ዝኾነ ወርቂ እዩ እዘ ንርእኦ ዘለና ወርቂ ናይ ኽሳድ ኲትጫ ቀለበት ኲሉ ዘማል ዓይነት ወርቂ ኾይኑ ብፍላይ ድማ ደቀንስቲ ኅዋትና ንገይፃ ገይጺ ዝጥቀማሉ እዩ::

እዙ ፃዕዳ ወረቀት እዩ ወይ ድማ ሌጣ ወረቀት ንውሎ ማለት ዩ እዝ እንጥቆመሉ ንትምህርቲ ምስራህ ኮታስ ንተፋላሉ ዓይነት ነገራት እንጥቆመሉ ብበድሒ ተምህራይን መምህረን ዘጥቀመሉ ዓይነት ወረቀት እዩ።

እዙይ ማሕበራዊ ሚድያ እዙይ ብበዝኂ እንጥቆመሉ ኾይኑ ኣብ ዓድናይኹን ኣብ ወፃኢ ብበዝኂ እንጥቆመሉ እዩ ብፍላይ ድማ እዙይ መጻሕ ሕፍን ዘተፈላሉ ዓይነት ምስልታትን እናሰደድና እነራኸበሉ ዓይነት ማኅበራዊ ሚዲያ እዩ።

ቕዛ መኪና እዚኣ ካብ ዓይነታት ተሽከርከርቲ ናይ ሕዝቢ መበጻጽሒ ተሽከርከርቲ ኾይና ሰብ ዘይኣት የቦታታት ፍጥነት ብተደለየ ቦታ ቐልጣፈን እተብጽሕ ዓይነት ተሽከርካር እያ።

እዘ ንርእን ዘለና ተዋሳዕቲ ሓንቲኣ ናይ ኽዳን ሓበሻ ዝተኸደነት ኾይና ሓንቲኣ ድማ ናይ ወፃ ኽዳን ዝተኸደነት ኾይና ፍላይ ድማ ሓንቲኣ ናይ ፀዕዳ ኽዳን ሓበሻ ዝተኸደነት ዘመና መልከዕ ዘተሠርሐ እዮ።

እዝ ዓይነት ፆጕሪ እዙይ በዝኪ ጊዜ ዘጥቆምሉ ኣብ ቤንሻንጕል ግምዝ ኮይኑ ኣብኡ ባሃሎምን መንነቶምን ምግላጽ ከም ዝጥቀምሉ ብፍላይ ድማ ወጣታት ከምዝ ዓይነት ቕዲ ከም ዝቑረፁ ጸጕሮም ይዝፍለን።

ካብ ምግብታት ሓደ ዝኾነ ዓሳ እዩ ዓሣ ኸም ዝፍለጥ ካብ ቃላያት ንረኽቦኾይኑ ዓሳ ብጥዓሚ ጥዖምን ምቁርን ንእሙሮና ድማ ብሩህ መስተዖን ክገብረና ዘገብር ዓይነት ምግቢ እዩ።

ካብ መንበረታሓደ ዝኾነ ገዛ ብስሚንቶ ዝተፈርሕ ዘመናዊ ገዛ እዩ ከም ንርእዮ ዘላና እቲ ገዛ ብፍሉ ዓይነት ኾነታት ዝተሠርሕ ኾይኑ ኲሉ ዓይነት ዘመናዊ ሓታት ዘማልአ እዩ።

እዚኦም ናይ ሃገርና በዓል ሥልጣናት እዮም ከም ዝፍለጥ ኲሎም በዕል ሥልጣናት ኣብዚይ ሥእል እዙይ ሊተሓቲቶም ኣለዉ ከም ጠቕላይ ምንስትር ጴሬዝደንት ኮታስ ኲሎም ዓይነት በዕል ሥልጣናት ኣብዚ ምስሊ ይርከቡ።

ዘም ሕጊ ኽበርቲ እዚኦም ጶሊሳት እዮም ጶሊሳት ከም ዝፍለጥ ኾይኑ ለይትን ቀትርን ንናይ ሕዝቢ ሰላምን ድኅነትን ዝጽዕሩ ኾይኖም ሕይወቶም ኣብ ሓደጋእት እዮም ንሕዝቢን ሰላምን ድኅነትን ዝጽዕሩ እዮም።

እዞም ንርእኦም ዘለና ኣኅዋት ኣብ ትምህርቶም ኾይኖም ናይ ሥዕስዐት ባህሊ ዘርኢ ኾይኖም እዙይ ስዕስዐት ድማ ናይ ወፃእ ዓይነት ቅዲ ዘለዉ ዓይነት ሥዕስዐት እዮም ዘርእዩ ዘለዉ።

ዘምንርእኦም ዘለና ናይ ጽሕፈት መሣርሕ እዮም ካብኣቶም ድማ ብዙኅ ዓይነታት ጽሕፈት መሣርሕ ኣለዉ ከምንርእ ናይ ኅብሪ ጽሕፈት ቢሮ ዝተፋላለዩ መደምሰሢ ምኰታስንዂሉ ነገር ንጥቀፈሎም ዓይነት ጽሕፈታት እዮም።

እዚ ካብ ዓይነታት ምግብታት ብዙኃት ዝሓዘ ኾይኑ ብተሎምዶ እንጽውዖ ብዓይነቱ እንዳበልና እዩ ምኽንያቱ ድማ ኣብዘ ዘይርከቡ ዓይነታት ምግቢ የለዉን ከምኒሽሮ ቖስጣ ኰታ ዘተፈላሉ ዓይነታት ምግብታት ይርከብ::

እዝ እንርእ ዘለና ኣቑሓ ናይ ቈልዑ ሽንቲ ጨርቂ ኾይኑ ዘመናዊ ሽንቲ ጨርቂ እናተብሃል ዝፍለጥ እዩ እእዘ ይቕሓእዚ ብበድሒ ጊዜ እነግነሉ ኣብ ዝተዓሸጉ ነገራት ይሽወጥሉ ዓበይቲ ድንኳናት እዩ።

ካብ ዓይነታት ጫማ ሓደ ሻራ እዩ ሻራ እንገብሮ በድሒ ጊዜ ንእስጶርታዊም ቅስቃሳት ቅልልና ብደንቢ ኣብ ንንቀሳቐሰል ቦታ እንገብሮ ዓይነት ድፉን ጫማ እዩ።

እዙይ ካብ ናይ ሓደ መድራኻት መጋያጺ ናይ ልደት መድረኽ እንጥቀመሉ ኾይኑ ብዝተፋላል ዓይነት መጋያጥታት ተጋይጽ ይርከብ ፍላይ ድማ ከም ዕምበባታት ነፍሒቶታት ክጐታስ ኲሉ ዓይነት መጋያቕታት ተገበረሉ መድረኽ ናይ ልደት እዩ።

ካብ ዓይነታት ጽሕፈት ሓደ ዝኾነ ኅብራዊ መጽሕፊ ቢሮ እዩ እዙይ ከም ዘፍለጥ ኣብ ጻዕዳ ዓይነት ቦታ ንጥቆመሉ እዩ።

እዛ ንርኣት ዘለና ዓይነት መኪና ተሽከርካሪት ናይ ስሚንቶ መብኲዒት ኣብ ባዕላ ዝኃዘት ኾይና ብጠቐሊሉ ካብ ቦታናቦታ ስሚንቶ ኸይደር ተጐዓዕዘልና ዓይነት ተሽከርካሪት እያ።

ካብ ናይ ቱርዝም መስሕብ ሓደ ዝኾኑ ካብ ናይ ክፋል ሃገርና ዝርከቡ ናይ ኣእማን ጠጠው ዝበሉ ዓይነት ቦታታት እዩ እዙይ ኣእማን ቦታ ጠጠው ዝበልሉ ብፍላይ ድማ ሰባት በዝሒ ይግብንይዎ እዮም።

እዝ ንርዮ ዘለና ገዛ ብስተፈላለይ ዓይነት መጋየጺ ተጋይጽሎ ከም ንኣብነት ተፈላለይ ዓይነት መብራህትታት ተፈላለይ ዓይነት መፍሒተታት ከም ዝፍለጥ ኸም ቲ ዓይኒ ምኽጌርና ነጋይጾ ን ናይ ልደትና መዓልቲ እዩ።

እዚኦም ናይ ገዛን ናይ ቢሮን ኣቝሑዕ እዮም። ከም ንርኦ ዘለና እቲ ዓራት ብፍላይ ድማብዘመናዊ መልክዑ ዝተሠርሐ ኾይኑ ቦታን ከይተዕቐጻፊ መልክዑ ዝስራሕ እዩ ። ምሸትተደሊና ንዘርግሖ ቀትሪ ድማን ንዓጸፍዎ ማለት እዩ።

እዙ ድፉን ጫማ እንተኸውን ንዝተፋላለይ ነዊኅ ግዕዞ ናብ ጐቦታት ምውፃእ ወይ ድማ ነዊኅ ጕዕዞ ኣብ ናይ እግሪ ጉዕዞ ኣብ ዘህልዎንና እንጥቆመሉ ዓይነት ጫማ ድፉን ጫማ እዩ ምኽንያቱም ካብ ኲሉ ነገር ዝካላኻለና ዓይነት ጫማ ስለ ዝኾን::

ካብ ናይ ደቂ ኣንስቲዮ ኣኅዋትና ጫማ ሓደ ዝኾነ ታኮ ጫማ እዩ እዝ ታኮ ጫማ እዝ ደቂኣንስቲዮ ኣኅዋትና ዝጥቀማሉ ቁመተን ሕጽር ዝበላ እንተ ኾይነን ንውኅ ኢለን ንክርአያ ብደንቢ ግልጽን፣ ፍልይ ኢለን፣ ጽብቕ ኢለን ንክርአያ ዝጥቀማሉ ዓይነት ጫማ እዮ።

እዞም ንርእኦም ዘለና ቖልዑ ዓይነታት ምግቢ ኸመይ ኸም ዘስርኁ ዘመሃርለዉ ኾይኖም እታ ሰበይት ድማ ብደንቢ ቀረብ ኣቐሪባ ከምን እንቊላሊሕ ጸባ ኰታት ዘይቲ ዘተፈላል ዓይነት ቀረብ ኣቐሪባ ነቶም ተምሃረብዝግባዕ ናይ ምግቢ ኣሠራራሕ ተረድኦም ኣላ::

ካብ ናይ እንስሳ ዘገዳም ወይ ድማ እንስሳ በረኻ ሓንቲ ቐጭን እያ ቀጭን እትፍለጠሉ ብነዊሕ ኽሳዳን ነዊ አእጋራን ብናይ ጕያ በቕዓታን እትፍለጥ ዓይነት ናይ በረኻ እንስሳ እያ፡፡

እዙይ ናይ መፋለጢ ታፔላ እዩ ከም ንርእአ ዘለና ናይ መኪና ዝተፈላሊ ዓይነት ተሽከርከርትን መለዋወጢ ጥቕሓ ኣብ ዝቦታ እዙይ ኻም ዝግነኢሉ ዝሕብረና ዘለ መፋለጢ ታፔላ እዩ።

እዙይ ሰፊሕ ቦታ መቐበል ኣጋይሽ ኾይኑ ከምንርእኦ ዘለና ወናብርን ጠረቤታታትን ዘሓዘ ኾይኑ ብዝተፋራል ዓይነት መጋየጽ ዝተጋየጸ ጉዳይ ዘለዎም ስባት መኅለፍ ጉዳዮም ዝኾነ ቦታ እዩ።

እዚኦም ተምሃሮ እዮም ከም ዝብለጥ ኣብ ዝጐርዎ ዘለዉ ዝሠርሕዎ ዓይነት ገዛዕ እዮን ክፍሊ ዕዮን ሰሪሖም ንመምህሮም ከመይ ከም ዝሠርሑን እንታይ ከም ዝሠርሑን ናገለፁ እዝርከብሉ ስእሊ እዩ።

እዝ ንርእዑ ዘለና ቦታ ጀጐል በሪ በሃል ጀጐል በሪ ዝግነየሉ ኣብ ፍሉስሙ ኣብ ሓረር ዝበሃል ቦታ ኾይኑ ሠርኅዎ ድማ ካብ ወራርን ጸላአን ንምክልኻል ዝሠርሕዎ ዓውዪ ናይ ጊነ ሕንጻ መንደቕ እዩ።

እዝ ንርእዮ ዘለና መስጊድ ኣልነጋሽ ኾይኑ ከም ዝፍለጥ እስልምና ኣብ ሻውዓይ ክፍለ ዘምን ብምሓመድ ግራን ከም ዝኣተወ እዩ ዝፍለጥ ናዉ መጀመርያ ናይ ዓለም መስጊድ ድማ እዙይ ኣብዙይ ነጋሽ ዝርከ ቦታ እዩ።

እዚኦም ኣብ ቤተ ክርስቲያን ዝርከቡ ምእመናን እዮም ምፍለጥ ድማ እዚይኦም ብቐረባ ጊዜ ኣብ ዓድና ኃይማኖት ምብርኻቶ መላኺቱ ኣብ ጴንጤ ዝርከቡ ዓይነት ኃይማኖት እዮም።

እዚኢን ብዓል ሥልጣን እዚኢን ሠሓለ ወርቂ ዘውዴ እየን ዝበሃላ ከም ዝፍለጥ ሠሓለ ወርቂ ዘውዴየ ካብ ደቀ ንስትዮ ቐዳመይቲ ጓል ብምዃንቐዳማይ ጊዜ ብዓል ሥልጣን ኣዊዪ ዝኃዛ ጵሬዝዴንት እያ፡፡

ዞም ንርእኦም ዘለና ጠቕላይ ምንስትር ሃገርና እንትሽወሙ እንትኸውን ብፍላይ ድማ ኣብ መጀመርያ ሰዓት ናብ ሥልጣን ኣብ ዝመጽሉ ሰዓት ቃል ኣብ ዝኣትዉሉ ቦታ እናተሾሙ ይርከቡ።

ካብ ሥጋ ዝተሠርሐ ዓይነታት ምግኾይኑ ከም ንርእአ ዘለና ጥብሢ ጥረ ሥጋ ቂንቄ ቀይሕ ጥውሲ ፃዕዳ ጥውሢ ዘተፋላሊ ዓይነታት ጥፍሲ የርኢ።

እዝ እንርኦ ዘለና ዕዳጋ ናይ እንሳታት መሸጥዕ ዕዳጋ ኾይኑ ፍላይ ድማ ናይ ዒዳጋ ኣብ ዑር እንዳተብሃለ እዩ ዝፍለጥ ኣብ ዑር እንዳሸጥና ናብ ብዙኅ ኣይነት ተቕመታት እምዳለውድና ክንጥቃም ንኽእል ኢና።

እዙይ ካብ ናይ ገዛዕ ሑ ሓደ ሓፂንድስቲ በሃል ሓጺ እንድስቲ ከም ንፍለጥ ኮይኑ ንመሥርሒ ጸብሒ ዘውዕል ኾይኑ ብጥንካርኡን ብዂሎ መዳየነቱ ብተጸዋርነቱን ናይ ሓዊ ምፅዋር ኽእደቱን ዝጠቅም ኣይነት ድስቲ እዩ።

ካብ ዕሹጓት ዓይነታት መስተ ዝርከቡ ብዙኃት ኾይኖም ንሳቶምውን ከምኒ ኮኳኮላ ፣ፋንታ እስፕራይት፣ ዝሓወሰ ኾይኑ እዚኣቶም ዕሹግ ምብታት ነግንዮም ድማ ኣብ ሱፐር ማርከት እዩ ብበዝሒን ረኽቦም።

ካብ ዓይነታት ዕሽግ ምግቢ ሓደ ዘኾነ ጸባ እዩ ጸባ ብፍላይ ድማ ኣብ ወፃእ ሃገር ብምትሕዋስን ብምቕንባርን ዘፍለጥ ዓይነት መስተ እዩ።

እዛ ንርኣ ዘለና ሓፍትና ካብ ናይ ሕሪሻ ሥራሕ እተሓደ ዝኾነ ናይ ምህርቲ ምስብሳብ ሥራሕ እያጰትሠርሕ ዘላ እቲ እንርእዮ ዘለና ድማ ናይ ሠርናይ ዂልሳስ ኻብ ምህርቲ እዩ።

እዝ ንርየ ዘለና መሣርሕ እንጥቀመሉ ኣብ ናይ ኪነ ሕንፃን ኮረንቲ ዝርግሐን ጐታ ስኣብ ኲሉ ናይ ዓይነት ዘድልዮ ሥራሕ እንጥቀመሉ ዓይነት መሣርኂ ብተሎምዶ ድማ ፑንሳ እንዳበናን ንጽውዖ ሥራሕ መሳለጥ እዩ።

እዝ መሣርሕ ሕዚ ብፍላይ ድማ ደቂ አንስትዮ ኣኅዋትና ጸጕረን ምስ ተሓፅባ ዘድርቓሉ መሣርሕ እዩ እዙይ መሣር ሕዚ ንኣወዳትውን ኣብ ዳቖርጣጢ ምስ ተቖርጠጡ ንጨጕሮም ዘተረፈ ዘጸርጕሉ መሣርሕ እዩ::

እዙ ካብ ዓይነታት ተፋሰስቲ ሩባታት ሓደ መንዕ ጫዓታ ኣባይ እዩ ኣባይ ከም ዘፍለጥ ካብቶም ነዋሕቲ ናይ ዓለምና ሩባታት ሓደ ዝኾነ እዩ።

ካብ ዓይነታት ኣካል ንቀሥቃሰ ሓደ ዝኾነ ብስክልየት ጸዋታይ ብስክልየት ጸዋታ ከም ዝፍለት ብዙኃት ሰባት ዝሳተፍሉ ኾይኑ ሃገርና ኢትዮጴያ ድማን ብስክልየት ዝጸዋታ ብጥዓምይ ሙችይ ዝኾነ ቦታታት ኣቐማምጣ ምድሪ ኣለዋ፡፡

እዙይ ብመላኽዕን መጸባበቕን ገጽና እንትኸውን ፍላይ ድማ ዝኣትይዎ ነገራት ካብ ንቋ ቕሓን ሽኮርን ለሚንን ዝኣት ዮ ኾይኑ ፍላይ ንገጽና ዝተወሰኑ ምልክታት እንተርእናሉ ናብ ገጽና ብምግባር እዙይ ቕመምዙይ ክንድኅንኽን።

እዙ ካብ ዓይነታት ኽዳወንቲ ጥልፊ እንዳበልና ንጽውዖ ኾይኑ ብገፊሕ ጥለት ዘለዎ ናይ ሓበሻ ኽዳን ደስ በሃሊ ዝኾነ ከምኡውን እቲ ወዲ ጌይርዎ ዘለዉን ከምኡ ተመሳሳሊ ናይ ሓበሻ ኽዳን እዩ::

እዙይ ናይ በዓል ሥልጣናት ኣኼባ እዩ ከም ዝፍለጥ ኾይኑ ጋዘጠኛታትን ፖለቲከኛ ታትን ዝተፈላልዮ ዓይነት ዝምልከቶም ሰባት ተረኺቦም ዝካየድ ዘሎ ኣኼባ መግለጽ መብራህርንን ደሃቡ ይርከቡ እቶም በዓል ሥልጣናት::

ካብ ናይ ገዛታት እንስሳሕ ሓደ ኾይኑ እዝንርእኦ ዘለና ኸልቢ ይባ ከልቢ ንገዛና ምሕላዊ እሙን ስለ ዝኾነ ኣብ ገዛና እንተኾይኑ ካብ ኲሉ ነገር ካብ ሌባ ካብ ዘተፈላለዩ ዓይነታት ጥቅዓታት ክሕልወና ይኽእል።

እዙይ ካብ ዓይነታት ኽዳዉንቲ ሓደ ናይ በሃል ዓድና ሓበሻ ኽዳን ኾይኑ ተኸዲናቱ ዘላ ኽዳን ዙርያናይ በሃል ዝኽዳን እዙይ ብዘመናዊ መልክዕ ዘተሰፈየን ትኸውን ከም ንርእዮ ዘለና ጠልፊ ዝበዘሖ ደስ በሃል ኽዳን፡፡

ዞምንርእኦም ዘለና ሥድራ ንትኾኑ ፍላይ ድማ ኣብ ኣውዳዕመት መዓልቲ ዝተሰኣልዎ ስእሊ ይመስል መኾንያቱም በጽኪ ሓብሻ ኣብ ናይ ኣዉዳእመት መዓልቲ ዝገብሮ ውቅብ ኽዳኑ ፃዕዳኽዳን ስለ ዝኾነ እዩ።

እዙ ናይ ኢትጴያ ሓደ ኽፋል ናይ ተፈጥሮ ኣቃማምጣን መንገድን ዘርኢ ምስሊ እዩ ፍላይ ድማ ኣብ ናይ ተፈጥሮ ዓይነት ሓምለዋይ ቈጽለዋይ ዝኾነ ዓይነት ቦታ ጐቦታት ዝበዝሕቦ ቦታ ዘርኢ እዩ።

እዚኣ ዓይነት ተሽከርካሪት እዚኣ ናይ ጐኃፍ መጉሖፊ ተሽከርካሪት እያ ከምዝ ፍለጥ ኣብ ዓድና በስሒ ኸምዚእን ዓይነት ዘመናዊ ተሽከርካርእቱ ጐኃፍ መጕሖፍ የለዋን ኸዚ ኸዚ ግን እንዳመጽዓ ይርከባ።

እዙ ቦታ እዙይ ዓይነታት ፍርናሽ እንገዘአሉ ዕዳጋ እዩ። ፍልይ ድማ ዓይነታት ፍርናሽ እንዳመረፅና፣ ምንጻፍ ናይ ገዛና እንዳመረጽና ፣ዓይነታት ኮበርታን ትርኣስን እንዳመረጽና፣ እንገዘሉ ዓይነት ቦታ እዩ።

እዝ ንምርእዮ ዘለና ዕዳጋ ንእስ ዝበል ዕዳጋ ኾይኑ ብዓቕምና እንረኽበሉ ዕዳጋ እዩ ከም ዝፍለጥ ብ ዝተፈላለየ ዓይነት ኪሎታት ዓቕምና ጌይርና እንገዘአሉ ዕዳጋ እዩ ዝተፈላል ዓይነታት ክልትታት እንዕድገሉ እዩ።

እዘቕሓ ካብ ጣውላን ኃጺን ንምስራሕ ኮይኑ ሳንድቕ ንብሎ ናይ ኽዳን መቕመጥን ትኸውን ኣብ ታሕታይ ክፋሉ ጫማ ኣብ ማኣኸል ኽዳዉንቲ ኣብ ላዕለ ኸዓ ሳንጣ ኖቕሙጠሉ ብድምር ጥቕልለ ቢልና ኽዳዉንትናን ጫማናን እኖቕሙጠሉ ዓይነትሓ እዩ።

እዙ ካብ ቢራታት መስተ ሓደ ቀዳም ዘበሃል እዩ ። እዝ ብራ እዙይ ኲሉ ሰብ ዘሰትዮ እንትኸውን ብፍላይ ድማ ወጣታት ኣብ መዘናነይ ቦታታት ዘሰትዊ ዓይነት መስተ እዩ።

እዙ ካብ መንበረታት ዓይነታት ገዛ ሓደ ኾይኑ እፍላይ ድማ ናይ ቀደም ዓይነት ገዛ እዩ ዝሥራሐሉ ድማ ካብ ሻንበቆታት ኦማት ዘተፈላለ ዓይነት ተኽልታት ሠዓርታት እዩ።

ካብ ዓይነታት መጕዓዝ ያንተሽከርከርትን መኪና ሓደ እዙይ ተሽከርከርቲ ንምጥቃም እንጥቆመሉ ካብ ዓዳዓ ናብ ዓዲ ንምጕዓዝ ኣብ መንህርያ ኣቲና ናብ ዝተፈላለዩ መንገድታት ንምጕዓዝ እንጥቆመሉ መኪና እያ።

ካብ ዓይነታት ሥራሕ ሓደ ዝኾነ ኣብ ዕዳጋን ንሠርሖ ሸኽሚ እዩ ሸኽሚ ብተሎምዶ ንሕና እንቶም ሰባት ወዛደር እላበላ ንጽውዓም ኾይኑ ብርሓጾም እንዳሠርሑ መዓልታዊ ዘኽፈሉ ዓይነት ሠራሕቲ ሰባት እዮም።

እዚኦም ምንርእዮ ዘለና ናይ ሕጊ ሥራሕ ዝሠርኁ ኣኽበርቲ ኾይኖም ኣብ ናይ ሕንጻሕ ሥራሕ ተንከፍ ገለዓይነት ምጐንጽታት ከይፍጠር ዘሕግዙ ሕጊ ኣኽበርቲ እዩም።

እዙይ ዓይነት ሥራሕ ናይ ሽኽም ሥራሕ እዩ በተሎምዶ ንጽውዕም ዘምተሸከምቲ ወዛደር እንዳበልና እዩ ዘም ወጃድርዚኦም ብራሃጾም ሠሪሖም ምሉእ መዓልቲ እንዳተሸከሙ ዓቕሓንዳኣውጽሑ ናብ ዝተፈላለ ቦታታት ዘነብሩ ዝሠርኁ እዮም::

እዝ ዓይነት ጫማ ድፉን ጫማ ኾይኑ ብፍላይ ድማ ኣርምኡ ናይ ኢቲዮጴያ ባንዴራ ዘለዎ ድፉን ጫማ እዩ ከም ዝፍለጥ ድፉንጫማ ንንውሕ ዝበለጕዕዞ ናብ ጽቡቕ ጽቡቕ ቦታታትን ንከይድ ተኾይንና ድማ ድፉንጫማ ጌይርና ኸምንኸይድ ዝፍለጥ እዩ።

እዚ አቕሓ መረሸሽ ኾይኑ ብተሎምዶ ሣላት ርሽ ና ንጽውዖ ኣቕሓ እዩ እዘቕሓ እዙ ንማዕጾ መረሸሽ ንመሽኮት መረሸሺ ጐታስ ካብረት ዝተሠርሑ ዂሎም ዓይነታት ንምርሻሽ ንምጽጋን ንጥቆም ኣላቕሓ እዩ::